መሰራታዊ ልምዓት ማለት ያው ብዘይ መሰረታዊ ልምዓት ዝኸነ ይኹን ዓይነት ስራሕ ክትሰርሕ ኣይትክእልን ወይ ድማ ናብ ዝኸነ ይኹን መንገዲ ክትከድ እንክእል ድማ መሰረታዊ ልምዓት መልክዕ ክንሕዝ ኣገዳሲ ይከውን ማለት እዩ ፡፡